ናይ ኢትዮጵያ ትምርቲ ሚኒስተር ሓላፊ ዝኮነ ብርሃኑ ነጋ ኣብ ትምርቲ ፅሬትን ወለዶ ኣብ ምህናፅን ክሰርሕ ይደሊ በዚ ድማ የድንቆ።

ዉ! አዝዪ ደስ ዝብል ምግቢ። ዓይንኻ ዝመልእ፣ ሸዉሃትካ ዝከፍት፣ ጉዕን አዝማሪኖን ብምህላዎም ድማ ጥዑም ጨናን ዝበለፀ ጣዕምን ይዉስኽሉ።

በዓል ሰለስተ እግሪ ብቻርጅ ዝሰርሕ ተሽከርካሪ ኮይኑ ንጉድኣት ኣካል ዓብይ ጥቅሚ ዘለዎ ካብ ቦታ ናብ ቦታ መንቀሳቀሲ ይጠቅም።

ኣዝዮም ደስ ዝብሉ ምልኩዓትን ዝኾኑ ናይ መስተዪ ኣቑሑት መሳርሒ ኣብ ኣዝዩ ደስ ዝብልን ፅፈትን ንፅህናን ዘለዎ ብጥንቃቐ ተታሒዞምን ተደርዲሮምን ክረኣዩ ኣዝዮም ደስ ይብሉ

እዝዩ ደስ ዝብል ንዓይኒኻ ዘብህግን ዝምልእን ገፀ መሬት ብሓምለዋይነት ዝተመልአ ዝሓረስታይ ክልተ ፅምዲ ብዕራይ ተጠቒሙ ግራቱ ይሓርስ ኣሎ።

ቡዝሓት መናእሰይ ኣናእሽተይ ስራሕቲ ኒዕቆም ካብ ዓዶም ዝሓሸ ስራሕ ሰሪሐ ወለደይን ቤተሰበይን ሂወተይን ክቅይር እየ ኢሎም ብምሕሳብ ናብ ዝተፈላለዩ ዓድታት ስደት መሪፆም ናብ ስደት የምርሑ። ነገር ግን ኣብቲ ናይቲ ስደት መንገድን ጉዕዞን ዝጋጥሞም ድማ እስርቤት ኮይኑ እንትሪኦ ብጣዕሚ የሕዘን።

ናይ ኢትዮጵያ ጠቅላይ ሚኒስተር ዝኾነ ኣብዪ ኣሕመድ ዝዛረቦም ዘረባታት ካብ ሓቂ ዝረሓቑን ኣብ ተግባር ዘይተደገፉ ብምዃኑ ትመራሒ ብጣዕሚ ይፀልኦ።

ቢሮ ኣዝየ ይፈቱ። ምክንያቱ እቲ ዝፅሕፎ ፅሑፍ ንንዉሕ ዝበለ ግዜ ከይሃሰሰ ክጸንሐለይ ስለዝገብር፣።እዚ ድማ ዝተፈላለዩ ዓይነታት ሕብሪ ዘለዎም ቢሮታት ኣለዉኒ።

ንልደት ንጥቀመሎም ዝተፈላለዩ ኣቑሑትን ናውትታትን ኣዝዩ ደስ ዝብል ሰሓባይን ማራኽን ብዝኾኑ ኣቀራርባ እንትቐርቡ ኣዝዮም ደስ ዝብሉ ደስ ይብሉኻ።

ጋዜጤታት ዝተፈላለዩ መልእክትታት ዝሓዙ ኮይኖም ሕብረተሰብ ከዓ ሓበሬታ ይረክበሎም።

ናይ ሙስሌምሞኅበረ ሰብ ኣብ ጐደናታት ክብረ ቦዕላቶም እንተኽብሩ ዘለዎም ሥነስርዓት ኣከዳድናን ኣሰጋግዳን ምትሕስሳብን ምትሕሊላይን እዙ ይግርምን።

ኢደ ጥበበኛታት ዝተወሃቦም ክእለትን በትምህርቲ ዝረኸብዎም ዓቅሚ ብምጥቃም ዝተፈላለዩ ኣቅሑ ገዛ ዝሰርሕዎም እዮም።

ሓበሻ ቢራ ኣዝዪ ጥዑም ኣልከላዊ መስተ እዩ።

ዝተፈላለዩ ኣሕምልትን ፍራምረን ንደቂ-ሰባት ኣዝዮም ጠቀምቲ ብምኳኖም ብዙሕ ሰብ ይጥቀመሎምን ይግልገለሎምን ኣነ እዉን ኣዝየ ካብ ዝፈትዎም ፍራምረ እቲ ሓደ እዩ ምክንያቱ ካሮት ዓይኒ ስለዘጽሪ በዚ ድማ ኣዝየ ይፈትዎ።

ኣዝዩ ደስ ዝብል ልስላሴ ዘለዎ ምቾትን ጽባቀን ዝተላበሰ በተላይ ንዓበይቲ ወለዲ ዝምችዉ ጫማ እዩ። እኖምቤይተይ ከምዚ ዓይነት ጫማ ኣለዋ።

ኣዝዩ ደስ ዝብል ሙችውን ጽሬት ዘለውን ብኃይሊ ኤለትሪክ ዝሠርሕ ጊዜን ጕልበትን ዝወጥብ ዘመናዊ ናይቡና መውቀጥ እዩ ::

ፅፍፉን ኣዝዩ ምልክዑን ዝምችውን ኩነታት ኣየር ዘለዎ ንስራሕ ዝምችው ገፅታን መልክዕን ዝተላበሰ ከባቢ ?

ክትገርም ናይ ፀጉራ ኣሰራርሓ ኣብ ግንባራ፣ እዝና ፣ክሳዳ ዘለዉን ዝተጠቐመቶምን መጋየፅታት ንባህልን ማንነት ማሕበ ሰባን ዘንፀባርቑን ደስ ዝብሉን እዮም።

ተፈጥሮ ብዙሓት ኣዝዮም ደስ ዘብሉ ባህታ ንመንፈስካ ዝህቡ ኣእምሮ ዘረጋግዑን ዘሕድሱን ፀጋታት ዘሓቆፈት እያ።

ን ዘተፋላለዩ ኽዳንቲ ነጸላታት ጥልፍታት ንኹታ ዓለዋ ዓዲ ንምሥራሕ ዘገልግለና ጥጥ ንኅብረት ተሰብናውን ፍልፍል ኣታው እዩ።

ኣብ ፅርግያታትን ጎደናታትን ተዘርጊሖም ዝሽየጡ ኮሚደረ፣ ጉዕ ፣ካሮት ፣ሽጉርትን ዝኣመሰሉ ፍራምረታት ምግዛእ ኣይፈቱን። ምክንያቱም ንሕማምን ፀገምን ስለ ዘሳጥሑ ኣብ ፅሓይን ፣ንፋስን ስለ ዝዉዕሉ።

ቡና ኣዙይደስ ስብል ጣዕምን ጨናን ኣለዎ ቡና ብመሓርፍእንጃል ከዓ ዝተፈ ለይ ስማይት ኣለዎ ኣነ ካብ እንጀራ ቡናየ ዝመረፅ።

ውሕድ ሰብ ዝሽከማ ክልተ ወይ ሰለስተ ሰብ ጥራሕ ዝሽከማ ፅፉፋትን ምንም ከይተጨናነቕካ ናብ ዝደለካዮ ቦታ ብዕግበት ክትበፅሓለን እትኽእል ደስ ዝብላ መጎዓዕዝቲ

ጀዋር መሓመድ ካብቶም ናይ ኢትዮጲያ ፖለቲከኛታት ናብ ሃገር ምቁርቋርን ንሓስብን ኢና ዝብሉ ቅኑዓት ኢና በሃልቲ ፖለቲከኛታት እቲ ሓደ ኮይኑ ኣነ ብውልቀይ ጅዋር መሓመድ ንሃገር ዝጭነቕ ፖለቲከኛ እዩ ኢለ ኣይሓስብን ብጣዕሚ እየ ዝፀልኦ ?

ፈረስ፣ አእዱግን በቕልን መጓዓዓዝቲ ኮይኖም ከምዘገልግሉን ብዙሕ ማሕበረሰብ ከምዝጥቀመሎምን ይፍለጥ። ኣነ ግን ብፈረስ ምኻድ ብጣዕሚ እዩ ዘፍረሐኒ።

ዕርሳስ ንጽሕፈት መጽሓፊ መስዓሊ ሥእልታኣት እምጥቀሙሎም ንስሕተትካ ብቐሊሉ ንምድምታስ ዘገልግሉ መደምሰስ ዝኃዙ ማይ ጽሕፈት መሣርሒ እዮም።

ቀይሕ ሽጉርቲ፣ ድንሽ፣ ፃዕዳ ሽጉርቲ፣ ካውሎ፣ ቀይሕ ሱር፣ ካሮት ኣብ ዕዳጋ ብኣብዘሓ ዝርከቡን ዋግኦም ተመጣጣኒ ስለዝኾነ ማሕበረሰብ ከምድሌቱ ምግዛእ ስለዝኽእል ደስ ይብል።

ካብ ኦም ተፈሊፊሎም ዝስርሑ ማንካታት መሕበሪ ምድዋ ዝመስሉ ነገራት ክርኢ ከለኹ ኩሎም ባህላዊ ኰይኖም ስለ ዝስምዑኒ ኣዝዩ ደስ እዮም ይብሉኒ።

ሕፃናት ደሲኢልዎንምጭዋት ካብ ዝቡህግዎ ዓይነት መጸወቲ ነፋሒቶ ሓድ እዩ ኣብኣያር ዘንሳፈፍን ወቕሊሉ ኸዓ ኖታጕን እዩ ንኣይካ ኣብ ጥዕሚ እዩ ዘፍርሐኒ።

ኣዝያ ፍልይትን ምልክዕትን ብወሓላሉ ኣዴታት ዝተሰርሐት ኣዝያ ፅብቕትን ፅብቕቲ ዝኾነት ቅርፂ ዘለዋ መኽደን ዘለዋ ጀበና፡

ዋው ኣዝዩ ደስ ዝብል ፍሩይ ዝተፈለየ ቅርፂ ዘለዎ ድምቀት ዝተጎናፀፈ ፅሩይ ወርቂ ኣዴታት ዘምልክዓሉን ዘግፃሉን ናይ ወለድና መጋየፂ ወርቂ ኣብ መሬት ዓድና ስለዝርከብ ኣዝየ ይኮርዐሉ፡፡

ኣዝያ ደስ ትበል በኤክትሪክ ትሰርሕ ካብ ቦታ ናብ ቦታ ብቀሊሉ ትንቀሳቀስን ትጓዓዓዝን እትክእል ኣብ ንእሽተይ ሻንጣ ሒዝካዮ ናብ ዝደለካዮ ትከይድ እትክል ናይ ደቂ ኣንስትዮ ፀጉሪ መድረቂት ዝኾነት መሳሪሒት።

ኣዝዩ ዝገርምን ደስ ዝብልን ፀጉሪ ደቂ ኣንስትዮ እኳ ከምዝዓይነት ፀጉሪ ኣይተዓደለኦን። ካብ ምልስላሱ ምልማፁ ካብ ምልማፁ ከዓ ምፍራዙ ኣዝዩ ዘገርም ዘደንቅ እዩ፡፡ ካብ ኩሉ ዝገርም ከዓ ኣብ ወዲ ተባዕታይ ምኳኑ።

ናይ ዝግጂት ምግቢ ዝተፍለጠን ዝሓሸን ስልጠና ወስዲካ አዝዩ ጥዑሙን ደሰ ዝብልን ዝተቃመመን ምግቢ ምስራሕ ከመ ዝከኣል ተማሂርና ::

ካብ ባህላዊ መስተታት ተባሂሎም ዝምደቡ ኣብ ሕዚ ግዘ ናብ ዘመናዉነት እዉን ዝተሰጋገሩ ኣዝዩ ጥዑም ዝኾኑ ጣዕምን ጨናን ዘለዎ ሜስ ዝበሃል መስተ ይፈቱ ::

ብ ሕጊ እግዚኣብሔር ብሥርዓት ቤተ ክርስቲያን ብካህናት ኣቕሽትን ተዓዲቦም ደስኢልዎም ዝ ተመረዓዉ መርዓትን መርዓውን።

ደቂ ኣንስትዎ ብስተፈላለዩ መተሓላ ለፍቲ መልእኽቲ ዝኾኑ መረበዋት ብምጥቃም ንኻልኦት ደቂ ኣንስትዮ እቲዘለውን ልምዲ ኣከናኽና ጽባቐን ይመሓላ ልፋ።

ዋው! አዝዮም ደስ ዝብሉ ምስሊታት ህፃውንቲ ደስ ኢሉዎም ብቀሊሉ ክስእልዎምን ክዘናግዕሎምን ዝክእሉ ናይ ስእሊታት መሳርሒታት ምቅራብ ህፃውንቲ አእምሮኦም ይሰፍሕን ይልምልምን እዩ፡፡

ናይ ሰባትን ኣቝሑትን መጐዓዓዝቲ ዝኾና ብተሎ ኣብ ዝደለኻዮ ቦታ ኸብፀሓኻ ዝኽላ መጐዓዓዝቲ፡፡

እዙ ካብ ቆርበት ዝሥራሕ ኣዚዩ ጠንካራን ምችውን ሰሓባይን ምስ ናይ ሱፍ ኣከዳድና ዝኸይድ ዓይነት ጫማ እዩ።

ቦኒሻንጉሉ ጉሙዝ ናይ ባዕላ መለለይ መኒነት ዝኮነ ባንዴራ ዘለዋ ክልል ምካና ይፈልጥ ፡፡በበይ ጥቃ ኣበይ ከባቢ ከም ትርከብግኒ ዘይምፍላጠይ ይሃዚኒ፡፡

ቀላልን ዘመናዊትን ጉዳት ኣካል ብቐሊሉ ብዘይ ምንም ሓጋ ዚ ከይተፀገሙ ካብ ቦታናብ ቦታ ተንቃሳቅሶም ኣብ ዝደለይዎ ቦታ በጺሖም ዝደለይዎ ሥራሕ ከካይዱላ ዝኽሉ ናይ ጐዕዞ ምሳርሒት።

ዝገርም ዓይነት መጋየፂ ካብ ወርቂ ዝተሰረሐ በዙሕ ዝተጠንጠለ ነገር ዘለዎ መጋየፂ እዩ። ነገር ግን አብ ማሕበረ ሰብና ደቂ ኣነስትዮ ብዝሒ ዝጥቀምኦ ዓይነት መጋየፂ ምካኑ ብዙሕ ዝፈለጥ አይኮነን።

ቴዲ ኣፍሮ ምስ ባዓልቲ ገዝኡ ኣዝየ ካብ ዝፈትዎምን ዘድንቀምን ድምፃውያን እዩ።

ኣዝዩ ደስ ዝብል ብበዝሒ ተቀልዩ ኣብ መሽረፈት ንክዝሕል ዝተዘርገሐ ቡና። ኣዝዩ ፉሩይን ደስ ዝብል ሕብሪ ዘለዎ ምኳኑ ድማ ምስ ተቀለወ ፉሉይን ደስ ዝብል መዓዛ ጣዕምን ይህልው።

ቢክ ቢሮ ንፅሕፈት አዝዩ ዝምቹ ፤ ንነዊሕ ግዜ ከይተቆራረፀ ዝፀንሕ ስለ ዝኾነ አዝየ ይፈትዎ፡፡

ክልተ ኣዝዮም ምልኩዓትን ፅምድን ኣብዑር ምስ መሳርዖም ሓረስታይ ክሓርስ እንትንርኢ ኣዝዩ ደስ ይብለካ። ሓምለዋይነትን ልምላመን መሬት ክትሓስብ ይገብረካ።

ዘመናዊ ዝኾነ ሓደ ዓይነት ጨርቂ ስራሓት ዘለዎ ዝተከደና ደቂ ኣንስትዮ።

አዝዩ ደስ ዝብል መልክዕን ፅባቐን ዘለዎ ብስነ ስርዓት ዝተሰርሑን ዝተደርደሩን ቀይሕ ነፋሒቶ ፀዓዱን ነፋሒቶታትን፣ ቀይሕ ዕምበባን ፍሉይ መልክዕ አለዎም።

ተምሃሮ ንሕክምና ምክልካል ገይሮም ኣብ ፅሬቱ ዝተሓለወን ፅፉፍ ዝኾነን ናይ መምሃሪ ክፍልን ናቱ ኣቑሑት ዝተማለአሉን ክፍሊ ክመሃሩ ምርኣይ ኣዝዩ ደስ ዝብል እዩ፡፡ ንዓዓኣቶም እውን ንቕሓትን ጉብዝናን ዝፈጥረሎም ምዃኑ ደስ በሃሊ እዩ፡፡

እዚዩ ደስ ዝብል ጽፉፉን ሰሓብን ዝኾነ ካብ ጣውላ ካብ ዝሱርኁ ናውቲ መደቀሲ ገዛ ዓራት ሳንድቕ ብጌጸ ክፍል ገዛ።

ኣዝዮም ደስ ዝብሉ ዘመናውነት ዝተላበሱ ንሓረስታይ ግዝኡን ጉልበቱን ዝቁጥብሉ ምህርቱ ፍርያቱን ብኣግባቡን ጥንቃቀን ክሓፍሰሉ ዝክእል ዘመናዊ መሳርሒ ።

ቡና ምስታይ ኣዝየ ይፈቱ። ብስርዓቱን ኣቀራርብኡን ከዓ ብዝበለፀ ይማርኸኒ ይስሕበኒ።

እዛ ምልክዕትን ፅብቅትን ዝኮነት ሓበሻዊት ማንነት ዘለዋ ጓል ኣንሰተይቲ ነቲ ተከዲናቶ ዘላ ጥልፊ ዘለዎ ዘመናዊ ክዳን ካልኦት ዓዲታት ተፋልጥ ኣላ ነዚ ድማ ነዓኣ ኣዝዩ ደስ ዝብል ተግባር እዩ ::

ፅፈቱን ፅሬቱን ዝሓለወ ደስ ዝብል ዝማርክ ቅርፂ ዘለዎ ናይ መንበሪ ገዛ ።

ኣብ ዝተፈላለየ ከባብን ማሕበረሰብን ዝርከባ ደቂ ኣንስትዮ ናይቲ ከባቢ ማሕ/ሰብን ባህልን ኣሰራርሓ ፀጉረን ዝጥቀማ እየን አነ ብውልቀይ ግን ፍቱሕ ፀጉሪ ካብ ዝፀልኦ ነገር እዩ።

ኣብ ቀደም ዝነበሩ ተማሃሮ ህፃዊንቲ ከም ሒዚ ቡዛሓት ዕድል ከይተመቻቸወሎምን ከይረከቡ እንዳሃለዉ ኣብ እሚኒ ኮፈ ኢሎሞ ደፍተሮሞ ዘርጊሖም ክማሃሩ ምራኣይ ኣብ ቁርን ንፋስን ዘለዎ ቦታ ክማሃሩ ምራኣይ ኣዚዩ ዘሐዝን እዩ::

ደቂ ኣነስትዮ ዘለወን ክእለት ተጠቂመን ብደስታን ብታሕጓስን ብሕብረትን ኮይነን ፈትልታት ተጠቂመን ኣዚዮም ደስ ዝብሉ ሰፍእታትን መሰባትን ክሰርሓ ክትሪአን ከለካ ኣዝዩ ደስ ይብለካ፡፡ ንዓኣተን እውን ፍልፍል እቶት ኮይኑ ከገልግለን ከሎ ናብረአን የማሓይሸለን እዩ፡፡

ኣዝዩ ደስ ዝብል ሕብሪን መልክዕን ዘለዎ ካብ ቆርበት ዝተሰርሐ ናይ ደቂ ተባዕትዮ ቡኒ ጫማ ብዙሕ ግዜ ምስ ኣከዳድና ስፉ ዝክደንዎ ዓይነት ጫማ።

ቤተ-ንባብ ብዙሓት መፅሓፍትን ፅሑፋትን ሒዙ ዝርከብ ፤ብዙሓት ዝተፈላለዩ ንቁሓትን ደስ ዝብሉ ዓበይቲ ሙሁራንን ዝርከቡሉ ገዛ ብምዃኑ አዝዩ ደስ ዝብል ድባብ አመልኪዒና አለና።

ኣዝዮም ሓምለዎት ልሙዕነት ዝተሸፈኑ ገፀመሬት ምርኣይ ንርእስካ ምሕዳስን ሰላምን ይፈጥረልኻ። ኣብ ከተማታት ግን ኸምዚኦምን ዝኣመሳሰሉን ቦታታት ምርኣይ ኣዝዩ ኣቸጋሪ እዩ። ምክንያቱ ኩሎም ዘለው መሬታት ናብ ገዛውቲ ስለዝተቀየሩ።

ብዙሓት ዝግረመሎም አዝዮም ዝስሕቡኒ ጥበባት አለው ናይ ኢደ ጥበብ ውፅኢት ዝኮኑ ከም ሰፍኢ፣ አገልግል አዝዩ ዝገርም መልክዕ ዝሓዘ መሶብ ሸተታ ዝበሉ ናይ ኢድ ስራሕቲ አዝየ ዝፈትዎም እዮም።

ኣዝዮም ደስ ዝብሉን ቃሕ ዝብሉን ስድራቤት ወለዶምን ደቆምን ሓደ ዓይነት ናይ ሓበሻ ክዳን ተኸዲኖም ኣዝዩ ይጥዕመሎምን የምሕረሎምን።

መደርደርቲ መፅሓፍቲ ኣብ ሕድሕድ ቢሮታት፣ ላይብረሪታት ብበዝሒ እነግንዮ እዩ። እዚ መደርደሪ እዙይ ኣዝዩ ጠቃሚ እዩ ምክንያቱ መፅሓፍ ንከይጠፈእ ኣብ ሓደ ሰፍሲፉ ይሕዝ እዚ ድማ ተገልጋሊ ብቀሊሉ ክረክቦም ስለዝገብር ብጣዕሚ ፅቡቅ ኣሰራርሓን ስራሕን እዩ።

ብዙሓት ኢደ ጥበበኛታት ዝሰርሕዎምን ዝፈጠርዎምን ዝተፈላለዩ ዓይነት ቅርፅን መልክዕን ዘለዎም ክዳውንቲ ብከምዚአን ዝበላ ፅቡቃት ደቂ አንስትዮ ተከዲነንኦ ንማሕበረሰብ ዓለም ከፋልጣሎም ምርአይ እዚ ዝተለመደን ደሰ ዝብልን እዪ።

ዝተፈላለዩ ዘመናዊን ደስ በሃልትን መንበሪ ገዛታት ከም ዘለዉ ዝፍለጥ ዋላኳ እንተኾነ ከምዚኦም ዝበሉ አብ ትሑት መነባብሮ ዝርከቡ ቤተሰብ ዝነብሩሎም መንበሪ ገዛ እዉን አለዉ ።እዚ እንትሓስብ ግን ብጣዕሚ የሕዝነኒ።

ሰኣልቲ ስነ-ጥበባውያን ተባሂሎም ይፍለጡ፡፡ ዝተፈላለዩ ሕብሪታት ቀለማት ኣዋሃሂዶም ዝሰርሑዎን ዝፈጥሩዎን ምስሊ ከዓ ይገርመኒ፡፡

ኣደዋይ ካብ ሓሪሳ ዘርኣ ኣባጺሓ ዘዕበየቶ እኽሊ ሸዊት እንትቲ ዓጽደ ስናበላ እዩ።

ዕሸላት ኣብ ፅፍትን ፅሬትን ዝተሓለወ ናዉት መምህር ክላስ ዝተማለእሉ ብንቃሓትን ፅቡቅ ክማሃሩ ምራእይ ኣዚዩ ደሰ ይብል ዉፅኢታዉን ንክኮኑ ዝሕግዞሞ ዘዲሊ ተግባራ ምኻኑ ደሰ ይብለካ::

ንኣይ ፍሉይ ድልይትን ስሚዕትን ካብ ዝፈጥሩለይን ንኽሪኦም ዝብህጐምን ጽርኃውቶም ዝድነቐሎምን ዝዓግበለዉም ስነጥባውያን እታ ብልጽቲ ስነጥበባዊት እያ፡፡

ስለሽ ስህን ናይ ኢቲኦጴያ ኣትሌቲክስ ፈዴረሴን ጵሬዝዳንት ኾይኑ ብመምህራቱ ኣብ ናይ ስጶርት ዓውዲ ምጥነኻርን ምዕባልን ከምጹ እዩ ኢለ ይሓስብ።

ደቂ ኣንስትዮ ንመልክዐን ጽባቀኣን ብምጭናቅ ዝተፈላለዩ ፍርያታትን ምህርትታት ተጠቂመን ኣብ ገጸን ዘለወን ነጠብጣባትን ካልኦት ማዳታትን ንከጥፍኣ ይጽዕራ፤ በዚ ድማ ኣዝዩ ጽቡቅ ዝኮነ ደስ ዝብል ሰሓባይ ቆርበት ይህልዎን።

ካብ ቆርቦት ዝተሰርሐ ፀሊም ሕብሪ ዝሓዘ ደቂ ኣንስትዮ ዝፈትዎኦን ዝብህጎኦን ፀሊም ጫማ ?

ንዓድግቲ ኣዝዩ ስሓብን ማራኪን ኮይኑ ዝተደርደረ ናይ መሸጣ ፍራምረ ኣትክልትን ዝተፈላለየ ማንጎ፣ ኣፕል፣ አቨካዶ፣ ሽጉርቲ ካልኦትን ።

ኣዝያ ደስ ትብል ምልክዕቲ ጫማ ደቂ ተባዕትዮ ብዙሕ ዝመርፅዎ ደስ ዝብል ሕብሪ ዘለዎ ካብ ቆርበት ዝተሰረሐ ምስ ኩሉ ዓይነት ኣካዳድና ዝከይድ ምችው ዝኾነ ጫማ።

አዝያ ደስ ትብለኒ ዝተማልከዐትን ዘጌፄትን መኪና። ብዉህብቶ መልክዕ ዝተወሃበት እያ። ዋው ብጣዕሚ ትገርም መኪና። ከምዚኣ መኪና ተትህልወኒ አዝዩ ደስ ይብለኒ። የሕጉሰኒ ብጣዕሚ።

ስነ ጥበባዊያን ብዘለዎም ክእልትን ዓቅምን ባህልን ዘመናዊነት ኣታዓሪቆም ዝሰርሕዎ ናይ ደቂ ኣንስትዮ ብሉፅን ሕሩይን ዝኮነ ዙርያ ዝባሃል ዉቅብ ክዳን እዩ፡፡

ዋው! እዝዩ ደስ ዝብል ናይ ክሳድ ደቂ አንስትዮ መጋየፂ ዝኾነ ሃበል ብጣዕሚ ዝፈትዎ ቅርፅን መልክዕን ዘለዎ ወርቂ።

ደቂ ኣንስትዮ ፅባቐኣንን መልክዐንን ንምሕላው ክብላ ዝተፈላለዩ ዓይነታት ቅብኣታት ይጥቀማ። ናይ ስኒ ሳሙናን ቅብኣታትን ብምሕዋስ ድማ ኣብ ገፀን ንዘለዉ ነጠብጣባትን ማድያታትን ንምጥፋእ ይግልገላሉ። በዚ ድማ ደስ ዝብል መልክዕን ቆርበትን ይህልወን።

ጋዜጣ ክሪኢ ከለኹ ኩሉ ጊዜ ትዝ ዝብለኒ ኣብ ጋዜጣ ዝፀሓፉ መልእኽትታን ግጥምትታትን ኣዝዮም ይማርኹንን ይስሕቡንን ኩሉ ጊዜ ጋዜጣ ንኸንብብ ድማ ይዕድሙኒ፡፡

እዚ ደስ ዝብል መልክዕን ብዝበዝሕ ጻዕዳ ቀይሕ ፊየርን ደስ ዝብሉ ወናበር ሠውፋ ፊየርታት ዘጌይጸ ኣዳራሽ።

ን እዕዳጋ ሰሓብነት ብዘለዎ ጽፈትን ኣሠራርዓን ዘተሠርዑ ኣኅምልትን ፍራምረን።

ኣዝዮም ደስ ዝብሉ ዘመናዊ ዝኮኑ ናይ ሕርሻ መሳርሕታት ንእንስሳ ተኪኦም ግዜን ጉልበት ሓረስታይ ቆጢቦም ምህርቲ ብኣግባቡ ብሰዓቱን ናብ ገዛ ንክኣቱ ዝሕግዙ ደስ ዝብሉ ዘመናዊ መሳርሒ እዮም።

ብዙሓት ደቂ ኣንስትዮ ንመልክዐን ፅባቀአንን ኣዝየን ብምጭናቅ ናብ ገፀን ዝወፁ ነጠብጣብን መልክዕ ገፀን ዘበላሸዉለንን ንምጥፋእን ንምቅያርን ብምሕሳብ አብ ገዘን ዝርከቡ ምህርትታት ምጥቃም ፅባቀአን ይሕልዋ ።

ደቂ ኣንስትዮ ዝተፈላለዩ ኣዝዮም ፍሉይ ዝኾነ ፅባቀን መልካዕን ቕርፅን ዘለዎም መመላኽዕታት ክጥቀማ ምዕዛብ ኣዝዩ ዝተለመደ እዩ። እዚ ቅርፂ እዚ ግን ኣዝዩ ዝተፈለየ ፅቡቅ ዝኾነ ዘንፃባርቅ ቅርፂ ኣለዎ። ኣዝዩ ድማ ደስ ይብል።

ብዙሓት ደቂ ተባዕትዮ ናይ ጨወታ ካርታ ኣዝዮም ደስ ይብሎም ይፈትዉን ኣብ ዝተፈላለየ ቦታን ሰዓትን ግዘን መርፆም እዉን ክፃወቱ ንዕዘቦም። ነገር ግን ፅወታ ካርታ ከመይ ምኳኑ ኣይርድኣንን ኣይፎቱን ።

ኣዝያ ደስ ትብል ደስ ባሃሊ ሕብሪን ዘለዋ ብኤሌክትሮኒከስ ትሰርሕ ካብ ቦታ ናብ ቦታ ብቀሊሉ ክትቀሳቀስን ክትጓዓዓዝ እትክእል ክዳውንቲ ብፅሬትን ብፅፈትን ዝኮነ መንገዲ ቶኪሳ እተሰተካክል ኣዝያ ደስ ትብል መሳርሒ እያ።

ኣትክልቲ ምትካል ኣዝየ እየ ዝፈቱ፡፡ ምኽንያቱ ኣትክልቲ ምትካል ዝተስተኻኸለን ዝተመሓየሸን ኩነታት ኣየር ንምፍጣር ዓብዪ ተራን እጃምን ስለዘለዎ፡፡

ኣብ ሃይማኖት ክርስትና ውሽጢ ዘሎ ስርዓተ ቅዳሴ ደቂ ኣንስትዮ ዘለወን ኣከዳድናን ፅባቐን ናይ ደቂ ተባዓትዮ ዘለዎም ኣከዳድነኦምን ስርዓቶም፣ ፅባቐኦምን ስርዓቶምን ኣዝዩ ዝገርምን ደስ ዘብልን ስርዓት እዩ።

ዘመናውን ባህላውን ዝኮኑ አተዓሪቆም ዝሰርሕዎም ናይ ጥልፊን ዙሩያን ክዳውቲ ብበዝሒ ኣብ ዓድና ስለዝርከቡ ብቀሊሉ ንምርካብ ይከኣል። በዚ ድማ ኣዝዩ ደስ ይብልን እቲ ባህሊ ንምስፍሕፋሕ ዕድል ዝፈጥርን እዩ።

ደቂ-ኣንስትዮ ንመልክዕን ፅባቀን ብምጭናቅ ዝተፈላለዩ ዓይነት ፍርያታት ብምጥቃም ናይ ገፀን ፅባቀን ክንክን ይሕልዋ። እዚ ድማ ተባሃግን ሰሓብን ዝኮነ ፅባቀ ይህልወን።

ቡና ውልቃዊ ዕግበት ካብ ምምላእ ሓሊፉ ናብ ዕዳጋ ብምውፃእ ኣዴታት ፍልፍል እታወተን ክኾን ብምኽኣሉ ኣዝዩ ደስ ይብል፡፡ በዚ ድማ ኣዴታት ሕጉሳት እየን፡፡

አብ ናይ እምነት ክርስትና ንታሪኽን እምነትን አመፃፅአን ዝገልፁ ዝተፈላለዩ ዓይነታት ስእልታት ምምልካት አዝዩ ደስ ይብለኒ። አብ እምነት ክርስትና ብዙሓት አነእሽተይ ቆልዑ ነቲ ሃይማኖት አኽቢሮም ይመሃሩ።

ኣብ መንገዳ መንገዲን ጎደናታትን ዝሽየጡ ኣሕምልትን ፍራምረን ፀሓይን ንፋስን ስለዝወቕዖም ኣብ ማእከል ፅርግያ ተዘርጊሖም ስለ ዝሸየጡ ንደቂ ሰብ ጥዕና ኣዝዮም ጎዳእቲ ብምዃኖም ተዘይጥቀሞም ይመርጽ።

ኣዝያ ደስ ትብል፣ ግዜን ጉልበትን ሓረስታይ ትቁጥብ ፣ኣብ ማሕረሱ ክጥቀመላ ዝክእል ናይ ሕርሻን ናይ ግብርና መሳርሒት ዝኮነት ሞተር መጓዓዓዚት ሓራሲት ዓጻዲት ዝኾነት ዘመናዊት መኪና።

እዞም ዓይነት በራጭቆ እዚኦም ካብቶም ካልኦት ሓፀርቲ ዘለዉ ቦራጩቆታት ኣዝዮም ዝተፈለዩ እዮም ማይ ቀዲሕኻ ንኽትሰትየሎም ድማ እዚኦም ደስ ይብሉኻ ነዋሕቲ ብምዃኖም ግን ንኽትሓፅቦምን ብቐሊሉ ንኸተፅርዮምን ዘፀግሙ እዮም

ዝተምሃረ ዝተምሓረ ብዙሓት ምሁራን ከም ሓደ ዓዲ ንክህልው ዓዲ ናይ ምቅያር ዓቅምን፣ ክእለትን ፣ብቅዓት ከም ዘለዎም ስለ ዝሓስብ ኣዚዩ ደስ ይብለኒ ።

ዚኣኣቶም ናይ ኢቲዮጵያ ጠቕላዩ ምንስተር ኣብይ ኣሕመድንና ናይ ሁሉፍ ፕሬዝዳንቲ ነበረት ሣህለ ወርቂ ሥላሰ ብኾኑ መራሕቱ እዮም ኣነግን እዚ እዙይ የጽክሎኦም።

ናይ ኢትዮጵያ መራሒ ዝኾነ ኣብይ ኣሕመድ ብዙሓት ስራሕቲ ከምዝሰርሕን ይሰርሕ ከም ዘሎን ክዛረብ ይሰምዖ ነገር ግን ኣብ ምድሪ ብዙሕ ተለወጠ ነገር የለን፡፡

ዝተፈለለየ ማሕረሰብ ናይ ባዕሉ ስርዓት ኣመጋግባን ኣከዳድናን ዘለዎ እንትኸውን ብፍሉይ ናይ ሃረር ማሕረሰብ ኣከዳድና ደቂኣንስትዮ ይግረመሉን ይድነቐሉን።

ደቂ አነስትዮ ብዘለወን መልክዕን ቅርፂ ሰውነተንን ዝተፈላለዩ ኢደ ጥበበኛታት ዝሰርሕዎም ዝጠለፍዎም ክዳውንቲ ተከዲነን ኣብ መራከቢ ሓፋሻትን ቴለቭዥናትን ክራኣያሉ ብጣዕሚ ይደልዩ፡፡ በዚ ድማ ክዳውንቶም ንወፃኢ ዓድታት ንምፍላጦም ኣዝዮም ደስ ይብሉ፡፡

ፅሬቶም ዝተሓለውን ኣብ ፅሩይ መቐመጢ ቦታ ዝተቀመጡን ኣሕምልትን ፍራምረን ንሰዉነትናን ንኣካላትናን ኣዝዮም ጠቀምቲ ብምኳኖም ኣሕምልትን ፍራምረን ምምጋብ ኣዝዩ ፅቡቅን ጠቃምን እዩ።

ተፈጥሮ ምምልካት ኣዝዩ ዘገርምን ደስ ዘብልን ተግባር እዩ ተፈጥሮ ብዙሓት ዓይነት ገፅ በረከታት ዝተሸከመትን ዝሓዘትን ብምኳና ድማ ብዙሕ ዘደንቁ ነገራት ዝሓቆፈት እያ።

ኃይሊ ንክልኻል ኢቲዮጵያ ዝተውሃቦም ተልእኾ ኣምዝግጃው ኣለዉ ኣነግን ኣዚኦም የፍርሑን እዩ።

ደቂ ሰባት አብ ደረቅ መሬት ምጉዕዓዝ ተጠቂምና ጥራሕ ዘይኮነ ክንጉዓዓዝ ንክእል አብ ቃላያት እውን ብዝተፈላለዩ ጀልባታት መራክብ ካብ ቦታ ናብ ቦታ ምጉዕዓዝ ዓቅምን ክእለትን አለና።

ተምሃሮ ኣብ ዝሓሸ ፅፈትን ናውትታት መምሃሪኡ ዝተማልእሉ ክላስ ብሓባር እንትመሃሩ ዝሓሸ ዓቕሚ ይፈጥሩ። እዚ ምርኣይ ድማ ኣዝዩ የብህግ።

እዚኣ ኣዚያ ደስ ትብል ብጣዕሚ ፈጣንን ብፅሬትን ብፅፈትን እትሰርሕ በሓይሊ ኤሌትሪክ እትሰርሕ ዘመናዊት ዝኮነት ናይ ክዳዉንቲ ናይ ዝተፈላለዩ ዓይነት ክዳዉንቲ መቶኮሲት እያ፡፡

ኣዝዩ ሓምለዋይን ልሙዕን ቀልቢ ዝስሕብ ገፀ ምድሪን ምርኣይ ኣዝዩ ደስ ይብለኒ። ኩነታት ዓድን ኣነባብራ ማሕበር ሰብን ስለ ዝገልፅ።

ናይ ፌደራላዊ ዴሞክራስያዊ ሪፐብሊክ ኢትዮጵያ ምርጫ ቦርድ ሓላፊት ሰብሳቢት ዝኾነት ብርቱካን ሜዴቕሳ ኣብ ምርጫ ዘለዋ ኣታሓዛን ኣራኣያን ብዙሕ ኣይድግፋን ኣነ እየ።

በውቅባት ዝኮነ ደቂ ኣንስትዮ ተጠቂምካ ባህሊን፣ ኣከዳድና ማሕበረሰብን፣ ስነ ስርዓትን ቁኖን ኣመለካክዓን ምንፅብራቅ ደስ ይብለኒ ።

መፃሕፍቲ ልበ-ወለዳት ምንባብ አዝየ ይፈቱ፡፡ ብፍሉይ ናይ መፃሕፍቲ ሽፋናት ዝኾኑ ዘለዎም መልክዕን ስምን ከዓ ብዝበለፀ ንኸንብቦ ይዕድመኒ፡፡

ናይ ስፖርት ኣፍቀርቲ ዝኾኑ ኣዕርኽተይ ኩዕሾ ኣዝዮም ይፈትዉ ።

ዕለታዊ ምንቅስቃስ ደቂ ሰባት ለዛም ኣዚዩ ዘግርም እዩ። ኣብ ዕለታዊ ምንቅሳቃሳት ኣብ መንገድ መጓዓዝያታትን እግረኛታትን ተሓዋውሶም ክትርኢ ተለኻ ኣዝዩ ዝገርም እዩ። ንብዝሕ ሓደጋ ዘሳጥሕ ኮይኑ እውን ይፅንሕ።

ኣዋሽ ባንክ ብዘለዎ ቅልጣፈን ፅፉፍ ዝኮነ ኣሰራርሓን ቡዙሓት ዓማዊል ዘፍረየ እንትከውን ሕዚ እውን ቡዙሓት ዓማዊል እንዳፍረየ ዝርከብ ባንኪ እዩ። ኣነውን ናይዚ ባንኪ እዙይ ተጠቃሚት ብምካን ኣዝየ ይሕጎስን ደስ ይብለንን።

ናይ ቐዳማይ ብርኪ ተምሃሮ ቀይህ ዲቢዛ ዘተኸደኑ ኣወዳትን ኣጓላትን ኣናእሽተይ ተምሃሮ

አዝዩ ዝገርም መልክዕን ፅባቐን ዘለዎ ገዛ አብ ከባቢኡ ዘለዉ ናይ ተኽሊታት ሓምለዎት ሳዕሪታትን ድማ አዝዩ ዝተፈለየ ድባብን መልክዕን ሂቦሞ ።

አብ ትሑት መነባብሮ ዝርከቡ ማሕበረሰብ ዕለታዊ ናብረኦም ንምሽናፍ ብምሕሳብ ዝሰርሕዎም ዝተፈላለዩ ስራሕቲ ።

ጠቅላይ ሚኒስተር ዓብዪ ኣሕመድ ሚኒስትራቱ ኣኪቡ ብዙሓት ኣኼባታት ዘካይድ ዋላ እንተኾነ ኣብ ማሕበረሰብን ወገንን ብዙሕ ለውጢ ዘምፅእ ብዘይሙዃኑ ግን ይሓዝን።

ኣዝዮም ደስ ዝብሉ ምልኩዓት ዝኮኑ ደቂ ተባዕትዮ ብቡዙሓት ዝህረፉን ዝምረፁን ዓይነት ጫማታት ምስ ዝተፈላለዩ ዓይነት ኣከዳድና ተመሳሲሎምን ማዕረ ኮይኖምን ክከዱ ዝምረፁ ደስ በሃልቲ ጫማ::

ዝተፈለላዮ መፅሓፍትን ጋዜጣታትን ዝተፈላለየ ዓይነት ሓበሬታን መልእክትን የመሓላልፉ። ኣብ ጋዜጣታት እቲ ዝፀሓፉ ፅሑፋት ኣዝዮም ደቀቅቲ ብምኳኖም ንምንባብ ኣዝዮም መፀገምቲ እዮም። ዘመሓላለፉዎም ስእልታት ድማ ብፃዕዳን ፀሊምን ኣብዝሓ ግዜ ስለዝመሓላለፉ ቡዝሕ ግዜ አየረኣዩን።

ሓወልቲ ኣኽሱም ኣዝዩ ደስ ዝብል ጥበብ ዝተንፀባረቐሉ ናይ ቀደም ወለዲ ብፍሉይ ዝኾነ ቕርፅን ጥበብን ዝሃነጽዎ ዝገርም ሓድጊ እዩ።

ኣብ መሸጢ መደበራት ዝዝርግሑ ኣዝዮም ደስ ዝብሉ ንዓይኒ ሰሓብትን ተባሃግትን ኮይኖም ብምድርዳሮም ዓደግቲ ካብ ብርሑቕ ይስሕቡ።

ቀይሕን ፃዕዳን ሕብሪ ዘለዎን ኣናእሽተይ መጓዓዓዝቲ መኪና ኣዝየ ኣዝየ ይፈቱን የድንቕን።

አትክልቲ ንምኩስኳስ፣ መሬት ንምፍሓር ፣ሓዱሽ ተኽሊ ንምትካልን ንጥቀመላ አዝያ ፅብቕቲ ደስ ትብል መባሮ ናይ ገዛና።

መሬት ምንቅጥኣብ እዚዩ ዘፍርኅን በሰንብድን ናይ ተፈጥሮ ሓደ ሓደጋ እንተኸውን፤ ኣብ መሬት ምንቅጥቃጥ ጊዜ እንታይ ምግባር ከም ዘከኣል ይርስዖ።

ኣብ ዓውዲ ስፖርቲ አትሌት ወርቅነሽ ኢዴሳ ናይ ኦስካ መራቶን ዉድድር ብምሽናፋ ኢትዮጵያውያን ኣዝዩ ኩርዓት ሓበንን ይስሞዖም እዩ።

ቢሮ ኣዝየ ዝፈትዎን ዝጥቀሞን ፅሕፈት ዝፀሓፍክዎ ንኸይሃሰኒ ብቢሮ ኣድሚቐ እንክፅሕፎ ንማዓልትታት ዘበናትን ክሰጋገለይ ዝኽእል ኣዝዩ ዝፈትዎ ናይ ፅሕፈት መሳርሒ እዩ፡፡ ዝተፈላለየ ሕብርን መልክዓት ድማ ይጥቀሙ፡፡

ዘመናዊ ዝኮና ምስ ግዚኡን እዋኑን ዝከዳ ኣዝየን ተጠለብቲ ምዕሩጋትን ፅቡቃትን ንምሓዝ ዝምሓዝ ዝምችዋ ዝክርታት ብቀሊሉ ቀርፀን ዘቅምጣ ዓይነት ስልኪ እየን።

ተምሃሮ ኣብ ቤት ትምህርቲ ቤቶም ዝተፈላለዩ ኣዚዮም ደስ ዝብሉን ሰውነት ሓነፅቲ ዝኾኑ ፍራምረ ዘለዎም ናይ ጸብሐ ዓይነታት ብእንጀራ ይሕዙ፡፡

ካብ እንስሳት ዘቤት ዝበሃሉ እትምደብ ምስ ደቂ ሰባት ኣዝዩ ጥቡቕ ዝኾነ ቕርርብ ዘለዋ እዚያ ደስትብል ምልክዕቲ ዝኾነት ድሙ።

ፍልስፍና ናይ ሓደ ሕብረተሰብ ናብ ዝሓሸ ምዕራፍ ሂወት ከሰጋግሮ ዝክእል ዓውደ ትምህርትን ምርምርን እዩ።

ናይ ሙስሊም ሕብረተሰብ ኣከባብራ በዓሎምን ኣሰጋግዳ ስርዓቶምን ዘለዎም ጥንካረ ዝገርም እዩ።

ኣዝዩ ምልኩዑን ብብዙሓት ደቂ ኣንስትዮ ተባሃጋይን ተመራፅን ዝኾነ ናይ ክሳድ፣ እዝኒ መጋየፂ።

ዋው ስነ-ጥበባውያን ባህላውን ዘመናውን ኣታዓሪቑ ዘግይፅዎ ክዳን ኣዝዩ ደስ ዝብልን ዝስሕብን ጥልፍን ዘለዎ ብምኳኑ ድምቀትን መልክዕን ወሲኹላ፡፡

ኣብ መንጎ ኢትጵያን ኣሜሪካን ዘሎ ናይ ክልተሃገራት ርክብ ካብ ቀደም ጸንሐ እዩ።

ወለዲ አብ ቤተ ክርስትያን ኣብ ቅዳሴ ሓዲሮም ንጉሆ እንትወፁ ዝቀርበሎም ቁርሲ መግደፍ ኣዝዩ ኣዝዩ ጥዑም እዩ።

ስነ- ስርዓት ኣቀራርባ ቡና ኣዝዩ ተባሃጊ እዩ፤ ኣብ ናይ ቡና ስነ- ስርዓት ዝቐርቡ ከም ሕምባሻ ቁርስና ተባሂሉ ሕምባሻ ይቀርብ ፣ ዕጣን ይቐርብ ። ካብኦም ክትርሕቅ ከለካ ኣዝዮም ይናፍቑካ ብጣዕሚ።

ኣብ ትግራይ ብዘሎ ሥርዓትን ምምሕዳርን ጊዜያዊ ምምሕዳር ክልል ትግራይ ኾይኑ ዝተመረጸ ጌታቸው ረዳ።

ኣብ ማይ ዝነበሩ ብኸብዶም እናተስሓቡ ዝኸዱ ዓብዪ ኣስናንን ኣፍን ዘለዎም ቆርበቶም ኣዝዩ ሓርፋፍ ነገር ዝኾነ ሓርገፅ ተባሂሎም ዝፍለጡ እንስሳ ዝገዳም ኣዝዮም ካብ ዘፍርሑኒ እንስሳት እቲ ቐዳማይ ደረጃ እዩ።

ኣዝያ ምልክዕትን ፅብቅትን ዝኮነት ጓልኣንስተይቲ ፍሽክትኣ ኣዝዩ ዝስሕብ ኣብ ሰውሒ ዝኮነ ሓምለዋይ መሬት ተቀሚጣ ፅቡቅ ዝኮነ ፍሽክታ እናርአየት ትርከብ፡፡

ስነ-ስርዓትን ሕጊን ኣቀራርባ ቡና ኣዝዩ ይስሕበንን ይምስጠንን ፈናጅል ተደርዲሩ ጀበና ተቐሚጡ ኣብ መሰብ ወርቂ ቁርስ ቡና ተቐሚጡ ዕንበባ፣ ዕጣን ፣ ኣዝዩ ደስ ዝብል ስነ -ስርዓት ኣለዎ ኣዝየ ድማ ይፍትዎ።፣

ቢራ ካብ ዓይነታት ኣልኮላዊ መስተ እቲ ሓደ እዩ። መናእሰይ ኣዝዮም ይፈትዉዎ ይብህግዎን ይሰትይዎን፡፡ እንታይ ጣዕሚ ከም ዘለዎ ግን ኣነ እይፈልጥን። ኣይፈትዎን እዉን፡፡

ንብዙሕ ግዜ ዝኣክል ካብ ዓዶም ተሰዲዶም ኣብ ወፃእ ሃገራት ኣብ ናይ ካልኦት ዓድታት ዝነብሩ ዝነበሩ ኣወዳት አጓላት ንዓዶም ክምለሱ ከለው ዘርእይዎ ደስታን ታሓጓስን ኣዝዩ ዝገርም እዩ።

ኣህባይ ቁሪ ናይ ምፅዋር ዓቅመን ኣዝዩ ዝገርም እዩ፡፡ ልክዕ ከም ደቂሰባት ድማ ብሓድ ኮይነን ክፃወታን ክስሕቃን ዝተፈላለየ ዓይነት ነገራት ክገብራ ክሪእን ከለኩ ብጣዕሚ እዩ ይገርመኒ፡፡

ደቂ ኣንስትዮ ፅባቀአን ንምሕላው ካብ ዘለወን ድሌትን ባህግን ተላዒለን ካብ ዝተፈላለዩ ፍርያታት ተጠቂመን እንቋቆሖ ሓዊሰን ናይ ገፅ መለስለሲ ቅብኣት የዳልዋ።

ናይ ኣርቶዶክስ ተውሃዶ ቤተ ክርስቲያን ሕግን ሥርዓትን ኣከዳድና ኣዚዩ ምልኩዕን ደስ ዝብልን ወቁብ እዩ።

ቁንጅናን ፅባቀን መልክዕን ደቂ ኣንስትዮ ኣብ ባህለንን መንነተንን ክብሪ ማሕበረሰብን ኣድሂበን እንትሰርሓሉ ኣዝዩ ኣዝዩ ደስ ዝብል ዕጋበት ይፈጥረልካ።

ብዙሓት ፍቁራት ን መፃምዶም ናይ ትምርዐውኒ ዶ ሕቶ ከቕርቡ ከለው ዝገብርዎ ምምልካዕን ምፅብባቕን ደስ ይብለኒ።

ካብ ዘንበብኩዎም ኣዝዮም ደስ ዝብሉኒ መፅሓፍቲ እቲ ሓደ "የተቆለፈበት ቁልፍ" ዝብል ዶ/ር ምህረት ደበበ ዝፀሓፎ ኣብ ውሽጡ ዘለው ገፀ-ባህርያታት ኣዝዮም ደስ ዝብሉን መምሀርትን እዮም፡፡

ፅብቅትን ምልክዕትን ጓል ሄዋን ባህላውን ዘመናዊነትን ዝተቀላቀሎ ኣከዳድና ተከዲና ምርኣይ ኣዝዪ ደስ ይብል ።

ብዙሓት መናእሰይ ሕጊ ሃይማኖትን ስርዓት ቃለ እግዚአብሔርን መሪፆም ብሓደ ዝተጣመሩ መፃምድቲ አብ ቤተክርስቲያናት መርዕኦም ንክፍፅሙ ምርኣይ ኣዝዩ የሐጉሰንን ደስ ዝብለንን ስርዓት እዩ።

ንግዲ ባንኪ ኢ/ያ ንዓማዊሉ ድሕንነቱ ዝተሓለወን ፈጣን ዝኮነ ኣገልግሎት ስለዝህብ ብዙሓት ተጠቀምቲ ኣለውዎ፡፡ ኣነ እውን ዝመርፆን ዝግልገለሉ ኣዝዩ ደስ ዝብለኒ ባንኪ እዩ፡፡

ኣዲታት ኣብ ጸርግያ ብምዃን ብቕናሽተኾነ ዋጋ ዝሸተኦም ሕድ ሕድ ሰብ በብ ዝደለዎ መጠን በብቕዓቕሙዝ ገዝኦም ካብሕምልቲ ምፍራ ምርን ዝምደዉ ለሚን ጕዕን::

ኣናሽተይ ህፃዊቲ ቆልዑ ናይ ቀዳማይ ብርኪ ታምሃሮ ኣብ ኲላሶም ንትምህርቲ እንት ዘገዙዉን መምህሮም ሰላምታ እንትህሁ ዘለዎም ፂምየትምባህ ግን ክርእኽ ኣለኹ ኣዚዩ ደስ ይብለኒ።

ን ዘተፈላለዩ ሕማማት ፈውስ ስኾኑ መድኃኒታት መሸጢ ዘኾነ ኣቢስንያ ናይ መድኃኒት ገዛ።

ንዓይኒ ሰሓብቲ ዝኾኑ ደጋዊ ጽቡቐ ዘለዎም ቤት ብልእን ቤት መስተን ብሽጦሙውን ጽቡቓት ካም ዝኾኑ የሓስብ።

ደቂ ኣንስትዮ እዞም ብዙሓት መመላክዕታት ዝጥቀሙ ናይ ክሳድ፣ ናይ እዝኒ፣ ናይ ኢድ እዚኦም ናይ ዝተፈላለየ ቅርፅን መልክዕን ዘለዎም ኣዋርቅን ዕንቁታትን ይጥቀማ። ኣብዚ ድማ ደስ ዝብሉን ናይ እዝኒ መጋየፅታት ኣለው።

መናእሰይ ንዓ በቲ ወለድታት ኣቕሽቲ ካህናት ኣቦታትን ብስነ ምግባር ወጠትናን ክገልግልዎም ክረኽቡ ኣለኹ የድኖቆ።

ኣዴታት ፍልፍልእቶት ንኽኾንን ኣብ ጽርጋ ፀሓይ ቁሪ ንፋስ ናተዋቕዓ ዘሸጦም ዝተፈላለዩ ኅምልቲ ምፍራ ምረም ዝኾኑ ጕዕን ለሚንን እዮም።

ንኣይኒ ኣዚዮም ተብሃግቲ ጥዑማትን ሰውነትና ሓነስትን ንኣምሮ እቤትን ዘገልግሉ ኃምልትን ፍራምረን።

አዝዩ ምልኩዕን ፅባቀ ዘለዎን ዓይነት ሰብ እዚ ዝተከደኖ አከዳድና ደስ ይብል።

ቡዛሓት ካብ ቆርበት ዝስርሑ ጫማታት ኣለው። እዞም ጫማታት እዚኦም ግን ኣዝዮም ደስ ዝብሉ እዮም። ምክንያቱ ብዙሓት ደቂ ተባዕትዮ ዝፈትውዎም ዝተፈላለዩ ዘመናዊነት ዘለዎም ስለዝኮኑ ምስ ሱፍ ኣከዳድና ድማ ብኣብዛሓ ዝክደኑ ብጣዕሚ ድማ የጥዕመሎም።

ኣላዓዕላ ፎቶ ናይ ቀደም ወለዲ ደቂ ኣንስትዮ ዝነበረን ናይ ፀጉረን ኣሰራርሓን ኣከዳድነአን ኣብ ገፀን ዝንፀባረቕ ብጣዕሚ ይገርመኒ፡፡ ሓደሓዲ ውን የስሕቐኒ፡፡

ተማሃሮ ንዝቀረበሎም ፈተና ብምስራሕ ኣበየናይ ደረጃ ከም ዘለው ብምፍላጥ ናብ ዝላዓለ ደረጃ ንክሳጋገሩ ድማ ብንቁሕን ደስ ዝብል መንፈስ ይግስግሱን ይፅዕሩን።

ኣድጊ ካብቶሞ ባህላዊ ዝኾኑ መጓዓዝያታት ንፅዕነት እተገልግል ካብ ቦታ ናብ ቦታ ንምንቅስቃስ እትጥቅምን ኣዝያ ደስ ትብል ብዝሕ እንቅስቃሰ ትገብርን አንስሳ ዘቤት እያ፡፡

መፃሕፍቲ ምንባብ ኣዝየ ይሃርፍን ይፈትዉን። ኣብ ገፅ ሽፋን መፃሕፍቲ ዝሰኣሉ ስእሊታትን ሽም ናይ መፃሕፍትን ግን ብዝበለፀ ይምስጠንን ንኸምብቦ ይዕድመንን፡፡

ኣዝዮም ደስ ዝብሉ ምልኩዓትን ሓደ ዓይነት ዲቪዛ ዝተኸደኑ ኣብ ማኣዲ ትምህርቲ ዝርከቡ ኣብ ትምህርቶም ንቑሕ ዝኾነ ተሳትፎ ምክትታልን እናረኣዩ ይርከቡ፡፡ እዚ ድማ ማዕድን ህዝቢ ተስፋ ብምዃኖም ደስ ይብለካ፡፡

ኣብ ከባቢ ማሕበረሰብ ብዝለዓል ግርግርን ዘይ ምስምዕማዕን ዓበይቲ ወለድን ህፃዉንትን ተጉዳእቲ ይኮኑ።

እብ ኢትብያውን በሻን ከዳን ተመዓረጋ ደቓ ኣምስተዮ ጸማቓን ኣዝ ደሜቖን ጐልሁን የረአ።

ብዙሓት ዝተፈላለዩ ሕብርን መልክዕን መዓዛን ንሰውነትና ዝልግሱ ዓይነት ሳሙናታት ኣለዉ፡፡

ደቂ ኣንስትዮን ደቂ ተባዕትዮን ኣብ ዕድመኦም ባህሎምን መንነቶምን ናይ ሕሉፍ ወለድታቶም ባህልን ኣጨዋውታን ስርዓት፣ ሕግን ደንብን ስርዓት ክጫወቱ ከለዉ ደስ ይብሉ፡፡

ናይ ኢደ ጥበብ ስራሕቲ ዝኾኑ ባህላዊ ክዳንዉንቲ ጥልፊ ዘለዎም ኣዝዮም ደስ ይቡሉንን ይፈቱን በተለይ ፀዓዱ ክኾኑ ከለዉ ንባዓላትን ንዝተፈላለዩ ዉራያትን ክትጥቀሞም ስለ ትኽእል ኣዝየ ይፈትዎም፡፡

ወለዲ ዕለታዊ ናብሮኦም ንምምራሕ ፣ናይ ዉላዶም ድሌታት ንምምላእን ዝተፈላለዩ ዓይነታት ስራሕ እናሰርሑ ደቆም ኣብ ዝሓሸ ደረጃ ንምብፃሕ ይፅዕሩ። በዚ ድማ ናይ ዋግኦም ይክፈሉ፡፡

ናይ ኦሮሞ ኅብረተሰብ ኣካል ዝኾና ደቂ ኣንስቲዮ ዘለውን ባሕሊ ኣከዳድናን ሥርዓት ኣመለኻኸዓን ጽባቐን ይስሕበኒ::

ካብ ቆርበት ዝተሠርሐ ቕርፁ ደስ ዝብል ዂፍቲ ጫማ ብብዙኃት ደቃ አንስትዮ እዚኡ ተብሃግን ተጠላብን ዝኾነ ጫማ ብጣም ይፈቶ፡፡

ጽሑፍን ስእላዊ መግለጽታትን ዘጥቅም ናይ ሓበሬታ መተኃላለፊ ዘኾነ ጋዜጣ እዩ

ኣዝየ ዝፈትዎ ኣዝዩ ደስ ዝብለኒ ዝምችወኒ ሕብሪን ቅርፅን ዘለዎ ተኣሳሪ ናይ ደቂ ኣንስትዮ ጫማ።

ኣብ ባሕሪ ዘለዎ ቦታ ብማእኸት ተሳጊሩ ዝኃልፍ መንገድ ም ሥራሕ ኣዙ ኸቢድ ከቢድን ጥልቕ ዝኾነ ፍልጠት ዘሓትትን እዩ።

እዝ ደስ ዝብል መልክዕ ዝሓነኸልዩ ኣኸላባት ዙኅጊዜ ምስ ደቂ ሳባት ጥውርና ምሕዝነትን ቕርርብን ዘለዎም ስሚኤት ናይ ደቀሳዋት ክርዱ ዝዂሉ እንስሳተባሂሎም ይፍለዩ ኣነግን ኣኸልቢ ብጣም ዘፈርልሕ ።

ዋው እዚ ደስቲብል ናይ ቀለበት መጋይጢት ወርቃዊ ኅብሪ ዘለዋ ብ ልጭሊጭ ዘጌየጸት መልከእቲ ቐለበት እያ።

ናይ ቆርበት መለስለሲ ኣብ ገፅና ካልኦት ክፍልታት ኣካላትና ዘርከቡ ማዳታት ንምጥፋ ዝጠቅም ቅባኣትን ናይስኒ መጽረይ ዛሙናን።

ኣዙ ደስ ስብል ንዓይንሳ ሓባይን ምልኩዕን ብከዋኽብ ቲ ሰማይ ዘጌይጸ ዘመስል ምልኩዕ ዝኾነ ናይ መሩዑ ኣዳራሽ እዩ።

ተምሃሮ ኣብ ኸምዚ ዝመስል ኣዚዩ ንጽፍን ጽረይቱ ዝሓለወ እዂል ወናብር ጠረቤዛ ዘለዎ ክፍሊ ኽመሃሮ ኣለዎ።

ኣግማል ንዊኅ ርሕቓት ዘጐዓእዛ ሓረሶት ፍራታ ቶንካ ቦታናብ ቦታኑ ምጐዓዓዝ ዘጥቆምለን ሓደሻዕ ማይሰትን ንብዙኅ መዓልትታት ንሰሙና ኽጸንሓምካለንቃዓ ኣዚይ ዘገረመን ነገር እዩ።

ኣዶታት ኣብ ናይ ዓደን ፖለቲካውን ኢኮኖምያውን ማኅበራውን ዘለወን ንቕሓት ተሳትፎ ኣዚዩ እዚዩ ብሉፁ እዩ::

ኣስተፈላልየደሥብልናንከብሞ ሓብረሰብ ነ ከባብኡ ቦትኡን ዘመስል ኣከዳድንኡ መልክዑ ኣቛንኡ ኣሠራርሑን ተጓራትን ኣሠራርዑን መሙልካት እዙይ ዘገረ መን ደሥብልናን።

መዝናነዩ ቦታ ሰባት ንምዝናንን ንምዕረፍትን ዝኸዱ ቦታ እዩ። ኣብኡ ጨዋታ፣ ምስ ተፈጥሮ ምዕራፍን ሓጎስን ይረክቡ። እዞም ቦታታት ጭንቀት ንምንካይን ጥዕና ንምሕባርን ይሕግዙ።

ኣዝያት ትገርም መኪና ደስ ዝበል ሕብሪን መልከዐን ዘለዋ! እዘን መኪና እዝኢን ዘለዎም ፍጥነትን ድሕንነትን ብዝተሓለዉን ብምዃኑ ድማ ብብዙኅ ይመረጻ ኣነውን ዛመኪና እዚኣ ኽገዛየ።

ተምሃሮ ብዝ ተምሃርዎን ብዝ ሰልጣንዎን ዓውዲ ትምህርቲ ግዚኦም ኣኺሉ እንትምርዐዉ ምርኣይ ደስ ይብል።

ዘመናዊ ዝኾኑ ፅባቀ ደቂ አንስትዮ ኣጉሊሆም ከርእዩ ዝፅዕሩ አዚዬም ደስብሃልቲን ፣ ተብጋህቲን ዝኾኑ መመላኽዒ ኣቑሑት።

ናይ ደቂ ሰባት ዕለታዊ ምንቀሰቓስ ምዕዛብ ዓዙኦም ካብ ዘሐጉስኒ ተግባራት ሓደ እዩ ደቂሰባት ዕለታዊ ናብርኦም ንምምራሕ ብሰርሕዎም ስራሕቲ ንምንቀሳቐስዎም ቦታታት ዝፅዕሪዎ ፃዕሪ መእዘት ዝገርም እዩ።

ዝተፈላል ኅረት ሰብ ባህለይ ማነተይንገልጸለ እዩ ዙል ዝተፈላለየ ነገርይር ኣብ ሓድ ሓደ ኽብኣብ ኅረት ሰብ ድሎ ሰውነቶም ምውቃጥ ናይ ሰውነቶም መልክዕን ገጽም ብውቃጦ ብኻልም ብምቕያር መልኮም የጥፍወን የበላሽዉዎን።

ኣብ ሕሉፍ ባህላዊ ተብይሎ ምስ ተፈለዩን ሃብ ሕዚ ብፈትሊ ብላኻ ኣልኪዖምን ኣጊጽምን ሡሩኅ ዘለዉ ባህላዊ ዝነበሩ ሕዚ ግን ናብ ዘመናውነት ተቐይሮም መመላኽዓትን መጌጽትን ቦታታትን መግለጽ ባህልናን ኮይነኣምከረኢኸለ ኣዙይ ደስብሉ::

ናይ ጥበብ መግለጺት ዝኾነት ቕበባውያን ጥበበኛዕቶኣብሎ ሙዚቃ መሣርሕ ዝኾነት ክራር ምስማዕ እዙተሴለን ይፈቱ።

ሕፃናት ዕድምኦም ንትምህርቲ ምስ በቕዑ ናብ ዓዉደ ትምህርቲ ብምልታው ኦእሙሩኦም ንክዓቢን ንክሰፍሕን እድል ምፍጣር ኣዚዩ ደሲብል።

ኣየር ብሰማይ ሰማይ ትበርር ኻብ ሓድ ዓዲ ናብ ኻል ዓድእ እተጐዓ ዕዝ ብዙኅ ሰብ ኤምሽካም ዓቕሚ ዘለዋ ጊዜ ንጕልበትን ትቕጥብ መጐዓዓዚት እያ።

ደቂ ሰባት ብዓርሰ ድልት ተበክሶ ወገኖም ካብ ደምስኣን ሞት ንምድኃን ዘገብርዎ ምለዓዓል ምዛብ ኣዙይ ደሴ ይብል።

ውፂኢት ኢደ ጥበብ ዝኾኑ ሥራሕቲ ንምርካብ እዙዩ እዩ ዘገርመኒንን ዘደንቀንን ኣዝየን ብዙሓት ደቂ ኣንስትዮ ዘለወን ጥበብን ክልሊ ተጠቂመን ብዙሓን ደስዝብሉ ነገራት ብላኻን ብፈትልን ንክሳርሓ ምራይ ኣዙይ ዘገርምን ደስ ዝብል ነገር እየ።

ብጣዕሚ ኣብሊፀ ዝፎትዎም ፃዕዳን ቀይሕን ሕብሪ ዘለዎም ድፉን ናይ ደቂን ኣንስትዮ ጫማ፣

ዋው እዝው ደስዝብልን ምልኩዕን ዝኾነ መንበር ገዛ ብነፋሒቶ ዘጌይጸ ብጻዕዳን ቡኒ ዝኾነ መገረጃን ዝተሸፈነ ብርሃን ዘንፀዋረ ጽቡኦ መልከዕኛ ገዛ

እዙይ የመልከ ዐሎም ነጸፍቕሎም ባህላዊ ዝመስል ዘመናዊ መዓድ ኽዳንቲ ብዙኅ ጊዚኣብ ብዓላት ዝግበር ሰባት እዚ ዘሕጐሱሎም ደስ ብሎም ኣክሳዶም ዘለ ተስዓለ ኢደጥወብ ድም እዙይ ይስሕብን የማርሑ::

ዝተፈላለያ መጎዓዝያታት ካብቦታና ኣቦታዓ ኣንቀ ሠቐሳፈለዋ ብዙ ዝጽዕነትን ሰዓድ ሰባትን ኂዘ ምጕዓዝ ናው ሓደጋ የሳጥሖ ዝኽረፈለዓ ድሞ በጣም የሕዘነካ ።

መንግሥቲ ዝዘርግሖም ዝተፈላልዩ መሠረት አለምዓታት ኸምኒ መጕዓዝይታት ሓድሽዝኣትወ መንገዲ ባቡር ን ተገልገልትን ሕዝብን ጽፉፍን ፈጣን ኣገልግሎት እዚይ የዕግብን።

ካብ ቆርበት ዝተሠርሐ ዓዚው ደስ ስብል ደቀ ታብዕቴዎ ምችወት ዝህብ እንክገብሩ ወኸለዉ ድማ ደስ ሥብል ጽባቐ ዘላውሶም ኣብዛኃ ምስ ሱፍ ዓይነጣ ኣከልድናት ደቀ ታብዕትዩ ዘኸይድ ምርጥ ጫማ።

ብዙሓት ደቂ ተባዕትዮ ካብሪ ሕቕቦታ ዝሽየጣ ደርሁ ሒዞም ክርኢ ኸለኹ ብጣዕሚ ይገርምኒ ትዘኸድዎ መንገድን ዘወጽዎ ዓቕበት እዙ ይገርምን።

ኣብ ካባዊ ሓረር ዝርካባ ኣደቃኣንስዮ ዘለወን ብሃላ ኣሠራርሓ ኣከዳደ መእንን እዙይ ይገር ኣብ ርሰንት ሸኪመኖኦ ዘበና ጃበና ዝመስላሓደማ ካርሰም ብዘይሞዳኦ ብጣም ዝገርም እየ።

ዋው እዚኣ ትገርም ብፈትሊ ስ ተሠርሐት ውፂት ናይ ኢደ ጥብኛታት ዝኾነት መልግዕቲ ዝኾነት ናይ እንጀራ ምሕ ዚት ትመስል ኣገልግል መስወብ

ኣዚያ ዘመናዊት ናይ ሕሳብ መሳሪሒትሲ ንምድማር ኑምጕዳል መረባሕ መምቃል እተገልግለና መቐመሪት።

ቡናን ዕጣንን ኣዝየ ዝፈትዎን ዘዘናግዕንን ደስ ዝብለንን መናፈስን ኣእምሮ መሐደስየይን እዩ።

ዮየድቃንስትዎንጽባቕን መልከዕን ምንጽበራ እዚዎም ድስ ዝብሉን ዝተፍላልዩ ኣይን መጋይ እዛት ይጥቃማ እዚኣቶም ካብተ መጋይ ዛት እቶም ዝሙደዉ ኣዚዎም ድርስ ዝብሉን ክውራት ዝኾኑ ስፍቶ መጋይ ጽመመላኻን ።

ሱዋ ኣዲታት ዘዳልኦ ካብ እኽልን ጊሶን ተጠቒመን ዘሣርሕ ኣልኮላውነቱ ብተሓተ መጠን ዝኾነ እዙይ ጥዑም መስተ እዩ።

ኣብ መንገዲ ተዘርጊሖም ዝሽየጡ ኣኅምልትን ፍራምርን ካውሎ ድንሽ ካሮት ጉዕ ኣዝማሪኖን ጽሬቶም ዝተሓለዎ ስለ ዘይኮነ ደሰ አይብለኒን።

ብዙኃት መናእሰይ ደቂ ተባዕቲዩን ደቂ ኣንስትዩን ዝሓሽ ሕይወት ክንመርኂና ኢሎም ብምሕሳብ ብቓላያትን ባሕርታትን ስደትን እንትመርፁ እዙይ ዘሕዝን ናይ ዂሉ ጊዜ ተግባር እዩ።

ብዙኃት ዝተፈላለዩ ሥድራ ቤታት ገዝኦም ካብ ሌባታት ምምሕላው ብዙጥቆምዎም ዝተፈላለዩ ሓፃዊን ኣፍተኸባብ ምስ ዘለዉ ኤለትሪካት ስለ ዝነካኽኡ ሓደጋ ኣይፈጡሩን።

ምግብ ሰብ ንህይወትን ንሓይሊን ዝውዕል ነገር እዩ። ንሰውነት ካሎሪ፣ ፕሮቲንን ሌሎች ንጥረ-ምግቢን ይሃብ። ጥዕና ንምሕባርን ዕድገት ንምድጋፍን ኣገዳሲ እዩ።

ኣብቱ ኅት መነዋሮ ዝረካባን ሓጋ ዘም ደጋፍን ዘይብለን ኣዴታት ዕለታዊ ናብ ርአኒ መምራሕን ኽብ ደቀን መምላእን ተፈላለ ዕነታት ሠረሕቲ ይሠርሓ በዝ ድማ እዘይ ትነቐን የበነለን።

ዝገርም እዚኣ ምልክዕትን ደስ ትብል ደቂ ኣንስቲዮ ብዙሕ ጊዜ ንመርፆን ንሃርፋን ኣይነት ቅርጸ ዘለዉ ካብ ቈርበት ዝተሰርሐ ምስ ዝተፈላለየ ኅብሪ እግሪ ዝከይድ ጫማ ዋው፣

እዙ ባህ ዘብል ጽሩዊን ፍሩዊን ተጠላብን ዘኾነ ፍርያት መህርቲ ድንሽ።

ሙስሊም ማኅረ ሰብ ዘለውዎም መሳጊድ ዝኃዝዎ ቕርጽን መልክዕን እዚዩ ዘገርምን ዘደነቐንን እዩ።

ዝተፈላለዩ ዓይነት መጋየጽታት ኣቝሑትን ቕብኣታትን ዝሽየጠሉ መደብር ሽቐጣ ሻቐጥ።

ደጊ ኣንስትዎ ንጸሬትን ጽባቕን ስላሴን መልከዐን ሳውነተንን ኣብሲሐም ብምጭና ዝተፈላለ ዐይነታትፍርያታት ይጥቀማ።

ኣብ ገጠር ውፅእ አሎም ምዝርከቡ ማኅበረ ሰብ ኣብ መስተማይ ለዓለ ጸገምን ሽግርን ስለ ዘለዉን መፃናት ቆልዑ ካብ ግድጓድ ማይነፍወትው ይግደዱ በዝ ድማ የሕዝኑ ::

ፃሕዳን ጸሊምን ኅብረን ዘለወን ኣውኁ ኣዚይ ይፈትወን። ኣብ ሥራሃኒውን እዝ ምፈጣናትን ጐወዛትን ከም ዝኾና ይሓስብ በዝ ድማ ተሓረስታይ ከምዝተዓድልን ሕጉሥ ዝኾነ ናብራን ሕይወትን ካብ እንድማ እተእዂል ዝኾነ ፍርያትን ዘግኒ ይሓስብ።

ዓይ ዝኾነት ዓርባዓት ተሽከርከር እግሪ ዘለዋ ናይ ጦርነት መሣራሕ መጕዓ ዓዚት መኪና ዛመኪና እዚኣ ብዙኅ ጊዜ ናይ ጥርነት ሕና ስለቲስማያ ናዘይ የጸላ።

ንኽትሠርሕ ምችውን ሰሓብን ዝኾነ ንኣሣለጦ ሥራሕ ዘገልግሉ ወንበር ጠረቢዛን ኻልኦት ናውታት ዘማልአ ናይ ሥራሕ ክፍሊ ገዛ።

ናይ ኢቲዮጵያ ሕዳሰ ንኽህነጥ ዓብዪ ተወፋይነትን ጻሕርን ዝገብር ዝነበረ ኣዚይ ዝፈትወን ዘድነቖን ዝነበርኩ ብሉጽ ዝኾነ እንጀነር ሰመኛው እንክመቦት ኣዚይ ኃዚነ ነይረ፡፡

ኣእድጕ ማኅበረ ሰብ ከምባህላዊ መጕዓ ዚያታት ስለ ዝትቀምን ብኣያትን ክንቀሣዓስን ፍርያታቱ ናበዳጋኸም መላልስመራይ ዝተለመደዩ ልዕሊዓቕ መንክጽዕንወን ምራይግን ኣዚዩ ዝሕዝን ተግበርዮ::

ኦ ኣዝዩ ደስ ዝብል መጋይፂ ዝተመልአ ደስ ዝብል ናይ ልደት መኽበሪ ቦታ።

እዚዉ ደስ ስብል ኅብርን ቅርጽን ምስ ሕድ ሕድ ዓይነት እግሪ ዘኸይድ እዚሙ ደ ስብል ዘማረኽ ጫማ እዩ።

ቶምሃሮ ኣብ ናይ ትምህርቲ መኣዲ ዘለዎም ነቓዓት እንተታትፈን ኣዚዩ ደሲብል ብኅብረት ከፅኑዑ ክሳተፉን ክተሓጋገዙን ከዓ ጣሚ ደስ ዝብል ዓቕምን ብቓዓትን ናይ ምፍጥር ክእለት ይሂልዎም

ኣዘየን ምልኩዓትን ጽቡቓትን ሓደ ኣይነት ኅብረን ጻዕዳን ጸሊምን ብበዝኅ ዝተቐለማ ኣዘይን ደስብሃሊ ሕብር ሓረስታይ ከም ድልቱን ከምልቡን ዝጥቀምንን ዘገልግሎኦኑን ኣውዕሩ ኣዘይን ስብል ኅብሪ መልቀን ኣለወንደ

ኣብ ክርስትና እምነት ዘሎ ናይ ቕዳሰ ስነ ስረዓት ሕግን ደምብን እዚይ ዝስሕብን ዘማረኸን እዩ::

መጻሕፍቲ ምምባው ኣዚዩ ዝተፈናለይ ድንተት ስብልምኩም ነገርን ኽትቀስሞኣሎም እትኽእሬኻ ኣነ ኣብ ገጽ መጻሕፍቲ ዘለዉ ኣብ ሹፋኖም ኣብ ቖርበቶም ዝሰኣሉ ምስልታትን እቲ ዘለዎም ሹምን ናይቶም ጋዜ ጠኔታት ኣስማትን ኣዚይ ገርመንን ይምሰጠ።

ቀደም ኅረተ ሰብ ብኣብ ዝኃ ሠርሖም ዝነበሩ ኣያንታት ገዛውት እቲሓደ ጕጅ በሃል ዝጕጅእዙ ካብ ሣዕሪ ሻምባቆ ዝተሠርሐ እይ።

ኣብ ሳሓተ ናብራ ዝርከቡ ማኅወረሰ ናብርኦምኒ ምምህዳርን ምምሕያሹም በምሕሳ በተልድመዓዲታት ሰፈናለይ ፍራምብርን ኣኅምልትን ኂዘን ኣዕዳጋይውዕላ ነገር ግን እቶም ኣኅምልትን ፍራምርን ፀሓይ ንፋስን ስለ ዝዋቖን ንሕማም ዘጋልፁ እዮ

ኣብስደት ነዊኅ ዓመት ዝተቐመጡ ካብ ዓቶም ዘረሓቑ ቤደሰት ና ዓዶም ምስ ተመለሱ ስምዓም ስሜትን ዘፈጥረሎም ሓጐስን ኣሢኡ ደስ ስብል እዩ።

መጽሓፍቲ ኣዚዮም ምስተፋ ኣለቁም ነገራትን ደስ ዝብሉ ታርኻትን ዝኃዚዮም ካኣድማስባሻ ገር ዝብል ናይ በኣሉ ግርማ መጽሓፍ ድማ ካብቶም ብሉፃትን እዚም ድሱል መጽሓፍትን እዮም ባህልንትውፊትን ዓድን ማኅበረ ሰብን ዘገልጹ ኣዚም ድሱብል መጽሕፍቲ ሓደ የ።

እዙም ደስብሉ ንዓይኒ ዘብጉ ፀዓዱ ቅቡፈናጅል ጀበናታት ቡና መሠወርቂ እዚኣቶም ዂሎም ሓብሻ እንቃ ይምስ ክሩ ።

ኣናእሽተይን ፃዓዱን መኻይን ኣብ መርዓ ብመምልኻዕን ብምግያፅን ፍዮሪታት ብምንስናስን ንሞሩዑ ዓጀብቲ ኾይነን ድምቀት ይኾና።

ካብ እንስሳ ዘቤት ተባሂሎም ዝምደቡ ኣዋዕርን ኣላሕምን እቶም መጠቀስቲ እንተኾኑ ኣውዕርን ኣላሕምን ኣብ ዝሓሻ ኹነታት ኣየር ዘለዎ ሓምለዋይን ልሙዕን መሬት ዝተዓደለ ቦታ እንትዓብዩ ኣዝዮም ደስ በሃልትን ጽጉባትን ይኾኑ።

ናይ ጥዕና በዓል ሞያታትን ሕብርተ ሰብ ግንዛብ ንምፍጣር ብምሕሳብ ዝተፈላለዩ ጽሑፋትን ሓበሬታታትን ብዙኅ ጊዜ የብፅሑ በዝ ድማ ብጣዕሚ የድንቖምን የኽቡሮምን።

ብዙሓት ደቂ ታባዕትዮ ደቂ ኣንስትዮ መናእሰይ ናብራ ህይወቶም ናይ ወለዶ ናብራ ንምምሕያሽን ንምስትኽኻልን ብምሕሳብ ብዙሕ ጊዜ ስደት ክመርፁ ይርአዩ፡፡ ስደት ግን በላዒ ወጣትነትን ዕድመን መንእሰያት ብምዃኑ ኣነ ብጣዕሚ እየ ዝፀልኦ፡፡

እዙይ ድ ስብል ነገር ምስልታት ኣወሮኦ ኣተሳኤለ ወይም ኣጠቕር ፃሒፎም ዝቕሩ ነገራት ኣይኮ ነቲ ኅብሪተሰብ ነቲ በህሊ ነቲዘኅለፎ ኣብመፃፃዓን ዳሪኹን ዝገልጹ ልብ ምኾነ እዙይ ድስይብል

ውሑድ ተሳፈርቲ ብምሓዝ ካብ ቦታ ንቦታ ምጕዕዓዝ ዘገልግላ መጕዓዐዝቲ ልዕሊ ዓቕመን ኣቅሑ ተሸኪምን ምርኣይ ዘሕዝን እዩ።

ናይ ኮናማ ባህሊ ኣዙዩ ይገርም መንበሪኦም ጕጅ ገዛ ካብ ሠዓርን ሻምባቆን ዝተሠርሐ ዘንበል ዝበለን እዩ።

ናይ ቀደም ኣዴታት ኣሕዋትን ባህሊ ሥርዓት ኣከዳድንእን ቁነአን ኣብ ገፀን ዘንፀርቕ ባህልን ሥርዓትን ኣዚዩ ደስ ይብል፡፡

ተምሃሮ ኣብ ዓውደ ትምህርቶም ብንቕሓት እንትሳተፉ ብምስተዋዓል እንትከታተሉ እዙዩ ደሲይብል ትምህርቲ ብተግባሩ ተደጊፉ ኣብ ቤቲ ፈተነ ተፈቲኑ ናብ ተግባሩ ኢለዉ ሠራሕኸለ ድማ እዙይ ዘለ ጸውጽይሰም ምጽምን።

ኣውዱ ስጶርት ፌዴሬሽን ናይ ዓለም ኣትሌቲክስ ቐዳማይ ብርኪ ሰልጣንቲ ኣመርኦ እዙይ ድማ ኣብ ኣውዱ ስጶርት ጽቡቕ ምነቕራሕ ዝፈጠረ ይመስለኒ ?

ኣሕምልትን ፍራምረ ምጥቃም ንሰውነትና ጥዕናን ጽገናን ኣዚዮም ኣድለየትን ጠቐምትን እዮም፡፡ ብፉሉይ ድማ ኣቨካዶ ብጣዕሚ ደስካብ ዝብሉኒ ፍራምረታት እዮ፡፡

ኣብ ኢቲጴያ ዝተፈላለዩ ዓይነታት ብዙኃት ዘገርሙ ዘደንቑን ናይ ውጫ ዓድታት ኣጋይትስሑቡን ተፈላለይ ወኅት ኣለዉ ከኣቶም ውቕር ኣብያተ ክርስቲያን ላሊ በላ እዙይ ዘገርም ቅርጽም መልከም ዘለዉ

ኣብ ናይጾም ዕዋናት ብኣብዝኃ እንጥቃመኣሎም ኣብዘም ፍልዩ ዝኾነ ጣዕምን ንኽድሪኦም ሰሓብትን ጽቡቓትን ዘኾኑ ኣይነታትን ግቢ ኃምሊ ካውሎ ድንሽ ቀይሱር ብርስን እዩ::

ደቂ ኣንስቴዮ ኣብ ዓውዲ ትምህርቲ ብኅብረት እንቲሳሕተፋ ቡድወፁ ዝኾነ ጽይቲ የመዘግባ::

ብዙኃትን ዝተፈላለይ ኅብር መልክዕን ዘለዎም ነፋሒትታት ብሓደ ብምግባር ተፈላለይ ቕርጽም መልክዕን ፈጢሮም ንኣዳራሽ ድምቀት ንስተፈላለ ናይ ልደትን ናይ መርዓን ኣገግሎትን ተነውዕሎ እዚሆም ደ ሢብሉን ድምቀትን ይፈጥሩ።

ብዂልኦትና እዚና ነፈትዎም ደስእዮምልና ዝተፍለየ ኅብርን ቀለምን ዘለዎም ናይ እርሳት መቕረጺ መጽረብ ኢልና ንጽውዖ ንእርሳት እዚዮም ኣብሊሖምን ጽቡቕ ዕርጠት ኂዞምን ዝወርፁ መጽረባት እዮም።

ኣብ ኢደ ጥበብ ዝነጥፉ ጥበባውያን ባህላውን ዘመናን ብምትዕራቕ ኣዚዮም ደስ ብሉ ምልኩዓትን ዝኾኑ ናይ ደቂ ኣንስትዮ ጥልፊታት፣ ዙርያታትን ብምስራሕ ንወፃኢ ዓዲ ስሕበት ይጥቀምሎም ባህሊ ዓዶም ውን ንውጪ የፋልጡ በዙይ ድማ ኣዝዩ ደስ ይብል፡፡

ኣዚያ ምልከቲ ውቕብቲ ዝኾነት ስነ-ጥበባዊት ኣከዳድናኣ ንበህሊ መንነተን ክብሪ ሕብረተሰባውያን ዝገልፅ ብምኳኑ ኣዝየ የድንቃ ።።

ሓደ ዒይነ ድብዛ ዝተኸደኑ ብጫ ድብዛ ዝተኸደኑ ብሩ ተስፋ ዘለዎ ኣብ ጽፉፍን ጽርን ዝሆነ ኽላስ ምነቕሓትን ብተሳትፎን ዘመሃሩ ተምሃሮ ምራይ ናፃል ኅቤት ሃገርን ተስፋን ብምዃኖ እዙይ ደሴብል

ኣብ እምነት ኃይማኖት ኦርተዶክስ እዙኅ ደ ዝብል ሰዓትን ሕግናኣሎ ዓበይቲ ወለዲ ዓበይቲ ቕዱፋ መጻሕቲ ዘተሸኪሞም ዓልባሳትተኸዲኖዎም እንክድሪኢ ግርምዖምን ጽበቕቖነ እዙሽገር መከንስተ።

ስርዓት ሃይማኖት ሙስሊም ኣከባብራ በዓሎምን ኣብ ጐዳናታትን ኣደባባያትን በዓሎም ከኽብሩሩ ምዕዛብ ኣዝዩ ዝተለመደ እዩ፡፡ እቲ ዘለዎም ባህል ስነ ስርዓትን ድማ እዝዩ ደስ ይብል እዩ፡፡ ይገርም እውን፡፡

ኣብ ዝተፈላለዩን ብዙኃት ኣብታት ኸታማታትን ንመሠረተ ልምዓት ንምስተኽኻል ናትብሃሉ ብዙኃት መገድታት ይፈርሱን ይርእ አየ ግን ቶሎ ብዘይ ምስትኽኻሎም መልዕ ናይቲኸተማ የባላሽውዎ እዮም።

ኣና ኤቲጴያ ፌደራላዊ ዴሞክራስያ ሪጳብልክ መከላኸሊ ሰራዊት ኣርማ ዘለዉ ምስልታት ጕራድን ጥይትን መንፈርን ዞሙስልታት እዚዮም ኣነ ኣይድግፎምን ኣይፈትምውምን።

ኣስራሕ ሰብ ንህይወቱ ንምኽብካብ ዝገብሮ ተግባር እዩ። ብስራሕ ገንዘብ ይረክብን ክእለቱ ይደግፍን ይዳብርን። ስራሕ ንሕብረተሰብ ምዕባለ ዝሓግዝ እዩ።

ዘመናዊ ናይ ሕፃናትን ናይ ዓበይትን ናይ ኣእምሮ መኅደስ ቦታታት ብምስ ራሖም እዚዩ ደስብል ግን እቲ ጠመዝማእዝዖም ኣዚዩ የፍርሕ።

እዙይ ደስዝብል ዘለዎ ድምቀትን ብርሃንን ኣብቲ ውሽጢ ገዛ ዘለዉ ናውቲ ቤት ብለዒ ጠረቤዛን ወንበር መጋረጃን እቲ ብርሃንን ዝበለፀ ድምቀት ሂቦምኣለዉ።

ጋዜ ጣታት ዝተፈላለየ መልእኽትን ሓበሬታን መመተኃላለፍቲ እንተኾኑ ኣብ ጋዜጣታት አዚዮም ደቃቕቲ ፅሑፋት ስለ ዝፀሓፉ ጋዜጣ ይፈቱ::

ህፃወንቲ ኣብ መነገዳ መንገዲ ኣብ ዘተፈላለይ መጕሓፍ ጕሓፋት ጥቓ ክፃዋቱ ኽድረኽ ኣለኻ ብጣሚ ሕዘነካን ገድኻ ዘበለን ነገር እየ።

ብዝሓት መናሰይ ሥራሕ ስኢን ናይሎም ካብ ምምራር ወፂኡም ኣናእሽተይ ዝኾኑ ሥራሕ ተኸይነዓቑ ብሠርኁ ኽተዑኸለኻ ተዘለውም ጥንካርን ሞራልን እምነትን ኣድኒኣ ጥዕም ይሕጐስ::

ብዙኃት ደቂ ታዋዕቴዮ ኣዚዮም ዝፈትውን ዝቡህጉውን ሩዊት ዝልግሰሎምን ቅዱስ ገርጊስ ቢራ ብጣዕሙ ይፈቱ ኣነግን ኣልኮላዊ መስተስለ ዝኾነ ኣይፈትዎን።

ሓረስቶት ዝራእቶም ሓሪሶም ኣጺዶም ድኅሪ ምዕጻድ ኣውዑር ብምግባር ብምጽማድ ኣብ ፀሓይ እንተኺድዎ እኽልን ሓሰርኒ ምፍላይ ዘገብርዎ እንቕሳስ እዙይ ዘገርን እያ።

ቡና ብ መሓሪ ፍንጃል ክቕዳሕ ኸሎ ፉሉይ ዝኾነ ደስታ ይፈጥረለይ።

ብኣደራድርኦም ኣቀማምጥኦም ኣሠራራዖኦምን ጽፈቶምን ኣብስተኦም ወጡሉ ቦታ ብምርኣይ ብዙኃት ዓደግቲ ተሳሒቦም ብዙኅ ነገር ንኽሽሞት የኽእሎ።

ኣዚኣትጋበን ጀበና እጣን ትመጠሻ ኣጣንካ ኽጽፍ ትመሽኮ መትሓዝቡን ዘለዉ ምስልታ ተምሓሳልብ ምሓኑ ን ባህልን ኢደ ጥየብን ጠበኒት ቲገልጽብ ምሓኑምቶም ፀሓትቲ እየ

መናድኦምን ቖርቆሮታቶምን ዝፈራረሱ ምሕዳስ ዘድልዮም ናይ መንበሪ ገዛውት።

ዕለት ኣውና ኣብራን ውዕሎን ምቂ ሳዓትትን ተቂ ሰዋት ምዕዛ እዙይ ደስ ብል ነገር በተለይ ናይ መጕዓ ዓዚያታትን ናይ እጊረኛን መንገድ ተፈናሊዩን ካም ሓደጋ ነፃሆኑ እንክጕዕ ዝሙራይ ኣዙይ ደስየብል።

ብዙሓት መናእስያት ደቂ ተባዕትዮን ደቂ ኣንስዮን ዝተፈላለየ ኣልኮላዊ መሰተታት ኣብ ምስታይን ኣብ ሙዉሳድን ብምፅማዶም ንዝተፈላለየ ዓይነት ጭንቀትን ካልኦት ዓይነታ ሱሳትን ተቓዊሶም ይርክቡ፡፡ በዙይ ድማ ብጣዕሚ ይሕዝን፡፡

እንትረ ንዓይኒ ሰሓባይ ጽሩይ ምስ ተቐድሐ ኸዓ ኣብ ላዕላዩ ሓፍራ ዘውፅእ ካብ ዓይ ምታት ኣልኮላዊ መስተ ሠሓሸኒ ስላሰ ዘለዎ መስተ እዩ::

ኣብ ዕዳጋ ብዙኃትን ስተፋላለዩ ፍርያታት ሽየጡ ኣብፀሓይን ንፋስን ዘወዓሉ ፍረምረታት ኣኅምልቲውን ሽየጡ ኣነ ግን ነዚኦም ኽጥቀም ደጸየብለን።

ሓደ ብሸንሸልን ጓንጕሻርን ዘተዓጸወ ገዛ ክርኢኽ ኣለኹ ብዙኅ ዋናት ከምስ ተዓጸወ ኾይኑ ይስመዐኒ።

ኣብ ብርሃን ዘይብሉ እዋን መብራህቲ እንጥቀመላ ብቐሊሉ ኣብ ገዛና እትርከብ ላምባዲና።

ቡና ምስታይ ኣዙይ ደስ ዝብለኒ ብፉልዩ ድማ ቡና ክቅሎ ኾሎ ዘውፅኦ ጨዕናን ዝፈጥሮ ሕብርን ምምልካት ከዓ ብጣም ባህታ ዝህበንን ዝስሕበንን። ኲል ጊዜ ቡና ንኸሰቲ ዝዕድመንን ዝናፍቐንን ተግባር እዩ።

ሓረስታይ ሓሪሱ ዘሪኡ ምስ ኣኸለ ኸዓ ዓጺዱ ዝኣኮቦ እኽሊ ኣብ ግራቱ ማይ ከይወቀዐ ነምእካብ ዝገብሮ ዘሎ ፃዓሪ ይገርመኒ።

ቡንና እዚ ካብ ዙፈቶ ኣይነት ጨና ዘለዎ ጣእሚ ዘለዎ ንኣእምሮ ምሕዳስን ን ንቕሓት መንፈስን ዘገልግለኒ እዚይ ዝፈት እዩ።

ኣብ ቀደም ባህላው እዮም ተብሂዘገረንስ ተሓደጉ ተግባራት ኣብ ሕዚ ዘመናዊነ ተላቢሶም ሕዚይ ደስ ብዝብል ብሙሉነትን ብብዙኅ በዝኅን ኣብ መድርኻት መድማቕ መመላኽንኾይኑ ምራየ ዘገረን።

ደቂ ኣንስቴዎ ብዘለውን ጥበብን ዝተሃወን ክእለትን ኣጠቒመን ዝተፋላ ልዩ እዚዮም ደስዝብሉ ምልኰዓትን ዝኾኑ ንባህልን ቐደም ሕብረተሰብ ዝገልፁ እዝዮም ድዝብሉ ሰፍእታት መሰዋት ተሠሪኁን ክርአንከሎ ዙይደሲሉ

ጋዜጣታትን፣ መፅሒፍትን መፅሔታትን ዝተፋላለዩ ሓበርየታታ የመሓላለፍ። ብፉሉይ ድማ ጋዜ ጠታት ንዘመሓላልፍዎ መልእኽቲ ስእላዉን ግጥምን ብዝተፈላለዩ ስነ ጥበባት ጌሩ ብምምሕላፍ ኣብ መንበብቱ ቐልቢ ይፈቱ።

ብሠዕሪ ዝተሠርሐ ብእንጨይቲ ዝተደርደረን ዝተደገፈን ኣጕሽጡዉን ብኦም ብዓንድ ተዋሂሉን ጠጦው ዝብል ዘተደገፈ ጕጅገ ዛምራይ እዙይ ምስጠኒ።

ደቂ ኣንስትዮ ኣዚዮም ደሥ ዝብሉ ጽቡቓትን ፍልይ ዝኾነ ቕርጸም መልከዕን ዘለዎ መጋይጽታት ክጥቀማ ቦኦም ክመላ ኸዓን እዚዩ ደስ ይብለን እዝ ድማ ጽባቐን ኣጕልይሁን ኣጸቢኦን ስለ ዘርእ የለን ደስታ ይምላእ።

ኣዝዩ ደስ ዝብል በሊሕ ዝኾነ ብፉሉይ ጥበብን ቅርጽን ዝተሰርሐ ኣዕፃው መቝረፂ ፋስ ኣብ ገዛና ኣለና።

ምንስተር ትምህርቲ ኢቲኦጵያ ብርሃኑ ነጋ ኣብ ናይ ትምህርቲ ሥርዓት ትውልዲ ተቐሪጹ ተሃኒፁ ፈሊጡ ክወፅ ኣለዎት ዝብል እምነቱ ይድግፎ።